ብዙሓት ዓይነታት ኢንሽራንስ ኣለዉ። ናይ ገዛ፣ መኪና፣ ናይ ሕይወት ዝመሳሰሉ ክኾኑ ይኽእሉ። ቕድሚ ሓደጋ ገንዘብ ብምኽፋል ኣብ እዋን ሓደጋ ውሕስና ንምርካብ ዝኽእል መስርሕ እዩ። ከከም ትካሉ ንረኽቡ ዓይነት ውሕስናን ንከፍሎ መጠን ክፍልትን ድማ ክፈላለይ ይኽእል።

ክዳውንቲ ቦንዳ ንብዙሓት ሰባት ተመረፅቲ ዝኾኑ ኽዳውንቲ እዮም፡፡ ኣብ መቐለ ኣብ ክፍለ ኸተማ ቐዳማይ ወያነ ፍሉይ ስሙ ዕ ዳጋ ሰንበት ኣብ ዝበሃል ቦታ ብስፍሓት ይሽየጡ፡፡ ነዝ ኸም ምኽንያት ኮይኖም ዝጠቀሱ ድማ ናይ ዋጋ ምሕሳርን ጥንካረን ኮይኖም ይግለፁ፡፡

ሪስጢድ ኣብታራይ ኣብ ገረበእወን ናተስሕሕሐ ዝመጸል ትኸውን ኣብዚ ሕዝእዋን ተቐባልነቱን ነዓበ ይመጻሉ እንተኾነ ግና ንእሳታት ሠለስተዕምታት ኣብዝ ነበረኹናት ኽንድ ትዝድለን ኸይዕቢ ምሰነኸልኽይኑዎ እዩ።

ማእኸል ዕዳጋ ቐዳማይ ወያነ ካብቶም ኣብ መቓለ ዝርከቡ ዓበይቲ ናይ ዕዳጋ ማእኻላት ሓደ እዩ። ኣብዚ ዕዳጋ ዝተፈላለዩ መሸጢ ኽዳውንቲ፣ ኣቝሕቲ ገዛ፣ ናውቲ ጽባቐ፣ ናይ ቆልዑ መፃወቲ፣ ናይ ጽሕፍት መሳርሕታትን ኽንራክብ ንኽአል ኢና።